እዚ ኣብ ምስሊ ንሪኦ ዘለና ሓደ ናይ መሰረታዊ ግልጋሎት ፅርግያ እንዳተሰርሐ ዘርኢ ምስሊ እዩ ኣብዚ ምስሊ ከምንሪኦ ዘለና ዝተፈላለዩ ማሕበረሰብ ኣብቲ ናይ ፅርግያ ስራሕቲ ተዋፊሮም እንዳሰርሑ ዘርኢ ምስሊ እዩ።

ኣብዚ ምስሊ ከምንሪኦ ዘለና ሓደ ናይ መፋለጢ ፅሑፍ ኮይኑ እዚ ፅሑፍ ባልትናን ኣትክልትን መሸጥን ዝብል እዩ እዚ ባልትናን ኣትክልትን መሸጢ ዝተፈላለዩ ዓይነት ባልትና ከምዘለዎን ኣብ ጣብያ ሓየሎም ከምዝርከብን ዘርኢ ምስሊ እዩ።

እዚ ኣብ ምስሊ ዝርአ ዘሎ ሓደ ካፍቶም ናይ ፅሕፈት መሳርሒ ናውቲ ዝበሃል ኾይኑ እዚ መሳርሒ ኸዓ ንዝተፈላላዩ ጥቅሚ ይውዕል። ንኣብነት ኸምኒ መዘክር መትሐዚ ክኾን ይኽእል።

ኣብዚ ንሪኦ ዘለና ምስሊ ዝተፈላለያ ደቂ ኣንስትዮ ወይ ድማ ኣዴታት ብዝተፈላለዩ ናይ ፋሽን ክዳዉንቲ ወይ ድማ ጥልፊ ተኸዲነን ማዕሪገን ዘርኢ ምስሊ እዩ ።

እዚ ኣብ ስክሪን እንምልከቶ ዘለና ምስሊ ዝኮነ ጭራዋጣ ሒዙ ሙዚቃ ወይድማ ባህላዊ ሙዚቃ እናተጻወተ ኣብ ገጠር ወይድማ ኣብ ህድሞ ዝብሃል ቦታ ኮይኑ እናተጻወተ ዘርኢ ምስሊ እዩ።

እዚ ኣብ እስክሪን እንምልከቶ ዘለና ምስሊ እዚ ናይ ቤት ትምህርቲ ደጋአፌት ምስሊ ኮይኑ እዚ ቤት ትምህርቲ እዚ እውን ቡዙሕ ፀገማት ናይ ደጋፍ ወይ ናይ ሓፁር ፀጋም ከምዘለዎ ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ናይ ዝተፈላለዩ ሕብረተሰብ ፎቶ ኮይኑ ኸሞታ እንሪኦ ዘለና ኸዓ ኣብ በረኻ ወይ ኸዓ ኣብ እዋን ገድሊ ኾዮኑ ይርአየና።

እዚይ ኣብ ምስሊ እንሪኦ ዘለና ዝተፈላለዩ ናይ ስራሕ ቦታ ኾይኑ ኣብዚ ምስሊ ኸምዝረአየና ናይ ወርቂ ድንኳን ወይ ድማ ናይ ጎማ መለዋወጢ ቦታ ወይድማ ስራሕ ዘርኢ ምስሊ እዩ።

እዚ ኣብ እስክሪ ዝረአ ዘሎ ናይ ዝተፈላለዩ ዓይነታት ባህሊ ሓደ ኮይኑ እቲ ምስሊ ከም ዘርእዮ ናይ ራያ ባህሊ ወይ ድማ ሙዚቃ እናተፃወቱ ዘርኢ ምስሊ እዩ፡፡

እዚ ዝረአ ዘሎ ምስሊ ብናይ ድምፂ ወያነ ዜና ኣውታር ዝቐርብ ዘሎ ናይ ሞት ናብራ ዝብል ናይ ተፈናቐል ሕቶ እንዳቕረቡ ዘርኢ ምስሊ እዩ፡፡ እዚ ምስሊ ብናይ ድምፂ ወያነ ዜና ኣውታር ከኣ ይቐርብ ኣሎ፡፡

እዚ አብዚ ምስሊ እንሪኦ ዘለና ሓደ ካብቶም ናይ ገበርቲ ሰናይ ወይ ደገፍ ዝህቡ ባንዴራ ወይ ድማ መለለይ ኮይኑ እዚ መለለይ እዚ አሜሪካ ደገፍ ወሃብቲ ባንዴራ ወይ መለለዪ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና መፅሓፍ ኮይኑ ብ ኣለምሰገድ ተስፋይ ዝተፅሓፈ ፌዴሬሽን ኤርትራ ምስ ኢትዩጵያ ዝብል ኮይኑ ካብ ማቴዎስ ክሳብ ታደለ 1951-1955 ዝብል እዩ።

እዚ አብ ምስሊ ንሪኦ ዘለና ሓደ ካብቶም መሰረታዊ አገልግሎታት ሓደ ኮይኑ እዚ ንሪኦ ዘለና ምስሊ ናይ አክሱም ሃፀይ ዮውሃንስ ራብዓይ ኤርፖርት እዩ። እዚ ኤርፖርት እዚ ብዙሓት ዓለም ለካዊ በረራታት እውን ይገብር እዩ።

እዚ እንሪኦ ዘለና ምስሊ ከዓ ጎቦታት ትግራይ ወይ ድማ እምባታት ትግራይ።

እዚ ኣብ እስክሪን ንምልከቶ ዘለና ብናይ ዜና ኣዉታር ዝብሃል ብዩቲብ ዝቀርብ ዘሎ ናይ ዜና መግለፂ ኮይኑ እዚ ዜና ከም ዝርአ ዘሎ ሰበር ዜና ኮይኑ ኣብ ናይ መቐለን ኣላማጣን ስግኣት ኲናት ነቢዐ ዝብል ናይ ዜና ኣቕርቦት ዘርኢ ናይ ዜና ኣዉታር እዩ።

እዚ ኣብ ስክሪን ንምልከቶ ዘለና ስእሊ ሓድ ካፍቶም ናይ ገዛ እንስሳ ኮይኑ ሽሙ ካዓ ብተለምዶ ደርሆ ወይ ድማ ኳኩናይ ብምባል ይፍለጥ እዚ ከዓ ዝትፈላለየ ጥቅምታት ክውዕል ይክእል እዩ ብፍላይ ንምግብነት ወዲሰብ ።

እዚ ኣብ ምስሊ እንሪኦ ዘለና ኸዓ ተሽከርካሪት ወይ ድማ ንዝተፈላለዩ መጎዓዚ ኣቁሑታት እንጥቀመላ ተሽከርካሪት ጠጠው ኢላ ኾይኑ እዚ ቦታ እዙይ ከዓ ኣብ ከተማ ኣኽሱም ጥቃ ዳዕሮ እዩ።

እዚ ምስሊ ዘርኦ ዘሎ ሓደ ናይ ስፖርት ዕጥቂ ዘማሉኡ ተጫወቲ ኩዕሶ እግሪ ዘርኢ ምስሊ ኮይኑ እዞም ተጫወቲ ኩዕሶ እግሪ ተታሕዞም ኢድ ብኢድ ናብ ሜዳ እንዳኣተዉ ዘርኢ ምስሊ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም መተዳደደጊ ወይ ድማ መሸጢ ቡና ኾይኑ እዚ ቦታ እዙይ ቡና፣ ሻሂ ዝኣመሰሉ ነገራት ንምሻጥ ዝፍለጠሉ ቦታ እዩ።

እዚ ኣብ ምስሊ ንርኦ ዘለና ካብቶም ዓይነት ስራሕቲ ሓደ ኮይኑ እዚ ንርኦ ዘለና ምስሊ ዝተፈላለዩ ናይ ኢደ ጥበብ ዝኾኑ ጥልፊ፣ ነፀላ ዝኣምሰሉ ኣብ ፅርጊያ ዘርጊሑ እንዳሸጠ ዘርኢ ምስሊ እዩ።

እዚ ኣብ እስክሪን ዝረአ ዘሎ ምስሊ ምስሊ መፋለጢ ወይ ድማ መለለዪ ኮይኑ እዚ መለለዩ ከም ዘመልክቶ ናይ ፅባቂት ባልትና ወይ ድማ ዝተፈላለዩ ዉጺኢት ባልትና ዘመላክት ወይ ድማ ዘፋልጥ ምስሊ እዩ።

እዚ ኣብ ምስሊ ንሪኦ ዘለና ምስሊ ሓደ ካብቶም ዓበይቲ ዝበሃል ልበወለድ መፅሓፍ ኮይኑ እዚ መፅሓፍ ሽሙ ከዓ ሃንቀዉታ እዩ። እዚ መፅሓፍ እዚ ዝተፅሓፈ ብግርማይ ገብረኪዳን እና ብስውእ ምኪኤል ደብረጼን እዩ።

እዙይ ኣብ እስክሪን እንምልከቶ ዘለና ምስሊ ዝተፈላለዩ መጋየፂ ኣብ ክሳድ ዝግበር ዘርኢ ምስሊ ኮይኑ፤ እዙይ መጋየፂ ከዓ መብዛሕቲኡ ግዜ ደቂ ኣንስትዮ ዝገብረኦ እዩ።

እዛ ኣብዚ ምስሊ ንምልከታ ዘለና ሓደ ካብቶም ትራንስፖት ወይ ድማ ተሽከርከርቲ ተባሂላ ትምደብ ኮይና እዛ ተሽከርካሪት እዚኣ ካብ ዓዲ ናብ ዓዲ ንምጉዕዓዝ ኣብ ማሕበረሰብ ብዙሕ ጠቕሚ ዘለዋ መኪና እያ።

እዚ ምስሊ ከምዝርአዮ ዝተፋላለዪ ናይ ንግድን መተዓዳደግን ቦታ ኮይኑ ኣብዚ ቦታ እዚ ዝተፋላለዩ ኮምፒዩተር ፎቶ ኮፒ ዝኣመሰሉ ናይ ኮምፒቶራት መታዓዳደጊ ዘርኢ ምስሊ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ካብቶም መጋየፂታት ኣቑሑታት ሓደ ኾይኑ ሽሙ ኸኣ ብተለምዶ ስንዲድ ወይድማ ዕንቁ ብምባል ይፅዋዕ፡፡ እዚ መጋየፂ እዚ ኸኣ ኣብ ክሳድካ ብምግባር ወይ ድማ ኣብ ኢድካ ብምግባር ንጥቀመሉ፡፡

እዚ ኣብ እስክሪን እንርእዮ ዘለና ምስሊ ናይ ገዛ መንበሪ ዘርኢ ምስሊ ኮይኑ እዚ መንበሪ እዙይ ኣብ ምስራሕ ዝርከብ ምኳኑ ዘርኢ ምስሊ እዩ። እዚ ምስሊ ከም ዘርአየና ግፍሕ ዝበለ ወይድማ ብርክት ዝበለ ገዛውቲ ይስራሕ ከም ዘሎ ዘርኢ ምስሊ እውን እዩ።

እዚ ኣብ ምስሊ ንሪኦ ዘለና ሓንቲ ናይ ባህሊ ዓዳ ተቖኒና ብዝተፈላለዩ መጋየፅን ማዕሪጋን ፀቢቓን ዘርኢ ምስሊ ኾይኑ ካብቶም ንሪኦም ዘለና መጋየፅታት ሓደ ወርቂ ተሸሊማ ዘርኢ ምስሊ

እዚ ኣብ ምስሊ እንሪኦ ዘለና ሓደ መግለፂ ጥበብን ባህሊን ሓደ ዓዲ ዘርኢ ኾይኑ እዚ እንሪኦ ዘለና ምስሊ ናይ ከባቢ ራያ ባህሊ ወይ ድማ ጥበብ ዘርኢ ዓይነት ኣከዳድና ተኸዲና ዘርኢ ምስሊ እዩ።

እዞም ኣብ ምስሊ እንርእዮም ዘለና ዝተፈላለዩ ዓይነታት መጋየፅታት ኮይኖም እዞም መጋየፅታት እዚኦም ካብ ዕንቁ፣ ሓፂን ዝኣመሰሉ ዝተሰርሑ መጋየፅታት እዮም። እዞም መጋየፅታት እዚኦም ብዝተፈላለዩ ዓይነት ቅርፂ ዝተሰርሑ ከም ንኣብነት ከምኒ መስቀል ዝኣመሰሉ ቅርፂ ዝተሰርሑ መጋየፅታት እዮም።

ኣብ መርአዪ ምስሊ ዝርአ ዘሎ ምስሊ ሓንቲ ሕጊ ኣኽባሪት ወይ ፀጥታ ኣኽባሪት ብፍላይ ካዓ ኣብ እዋን ተጋድሎ ትግራይ ብፍሉይ ሓይሊ ብምባል ዝፍለጥ ልባስ ጌራ እናተንቀሳቐሰት ወይ ድማ ተዓጢቓ ዘርኢ ምስሊ እዩ።

እዚ ኣብዚ ምስሊ ዝርአ ዘሎ ሶፍት ዝበሃል ኮይኑ እዚ ከዓ ዝተፈላለዩ ጥቕሚ ዘለዎ ሶፍቲ እዩ፡፡ እዚ ሶፍቲ እዚ መብዛሕትኡ ግዜ ኣብ ሽንቲ ቤት ዝኣምሰሉ ወይ ድማ ንፊጥ መበሊ ዝጠቅም መሳርሒ እዩ፡፡

እዚ ኣብ ስክሪን ንምልከቶ ዘሎና ምስሊ ናይ ህዝቢ ባህልን ጥበብን ዘርኢ ምስሊ ኮይኑ እዚ ምስሊ እዚ ከዓ ዝተፈላለዩ ብኢድ ዝተሰርሑ ወይድማ ጥበባውያን ዝሰርሕዎ ምስሊ ዘርኢ ምስሊ እዩ።

እዚ ኣብ እስክሪን እንምልከቶ ዘለና ምስሊ ናይ ሕርሻ ውፅኢት ወይ ድማ ናይ ግብርና ውፅኢት ኮይኑ እዚ ክዓ ስርናይ ብምባል ዝፍለጥ ማሕበረሰብና ንዝተፈላለዩ ምግብነት ዝጥቀመሉ እክሊ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ናይ ባንዴራ ኢትዮጵያ ኮይኑ እዚ ምስሊ እዚ ብሃፀይ ሃይለስላሴ ዝጥቀሙሉ ዝነበሩ ባንዴራ እዩ፡፡ እዚ ባንዲራ እዚ መፍለዪ ወይ ድማ መለለዪ ናይ ኢትዮጵያ በዚ ሽዑ ግዜ ዝነበረ እዩ፡፡

እዚ አብ እስክሪን እንምልኮቶ ዘለና ምስሊ ዝተፈላለዩ ተማሃሮ ናይ መስረታዊ ግልጋሎት ትምህርት ቤተ እናተጠቅሙን እናተማህሩን ዘርኢ ምስሊ እዩ፡፡ እዚ ምስሊ ካብቶም ን ሓደ ዜጋታት ዝወሃብ መሰረታዊ አገልግሎት ሓደ እዩ።

እዚ ኣብ ምስሊ እንሪኦ ዘለና ሓደ ፅሑፍ ናይ መፋለጢ ዘርኢ ምስሊ ኾይኑ እዚ ምስሊ ከም እንሪኦ ኩዳ ዝብሃል ናይ ፅሟቕን ምግብታትን ዝኣመሰሉ ቤት ምግብን መስተን ዘርኢ መፋለጢ ምስሊ እዩ።

እዚ ኣብ እስክሪን እንሪኦ ዘለና ምስሊ ምግቢ ኮይኑ እዚ ምግቢ እዙይ ዝተፈላለዩ ዓይነታት ቅመም ወይ ድማ ኣስቤዛ ተሰሪሑ ዘርኢ ምስሊ እዩ፡፡ ካብቶም ዝተሰርሕሎም ኣስቤዛ ከም እኒ ሰላጣ፣ ጉዕ፣ ኮሚደረ ዝኣምሰሉ ኣብዚ ምስሊ ይረአዩ፡፡

እዚ ኣብ እስክሪን ዝረአ ዘሎ ምስሊ ናይ መሰረታዊ ልምዓት ወይድማ ሆስፒታል ኮይኑ እዚ ሆስፒታል እዙይ ቅድስቲ ማርያም ሆስፒታል ኣክሱም እዩ። እዚ ሆስፒታል እዙይ ዝርከበሉ ቦታ ኣብ ከተማ ኣክሱም እንትትከውን ዝተፈላለዩ ናይ ሕክምና ኣገልግሎት ከዓ ይህብ።

እዚ ኣብ ምስሊ ንሪኦ ዘለና ሓደ ናይ ኦተሊ ዝብል ናይ ድርሰት መፅሓፍ ኮይኑ እዚ መፅሓፍ ብዊልሺያም ሺካስተር ዝተደረሰ እዩ። እዙይ መፅሓፍ እዚ ብሃይለ መለኮት ብቀጥታ ናብ ትግርኛ ተተርጉሙ ቀሪቡ።

እዚ አብ ምስሊ እንሪኦ ዘለና መስጊድ ወይ ድማ ናይ ሃይማኖት ተቛም ኮይኑ፤ ካብቶም መሰረታዊ አገልግሎት ሓደ ኮይኑ መብዛሕቲኡ ግዜ አስላም ወይ ድማ ተከተልቲ ሃይማኖት እስልምና ንሃይማኖት መፀለይ ዝጥቀምሉ ቦታ እዩ፡፡

እዚ ዝርአ ዘሎ ምስሊ ካብቶም ፋሽናት ዓይነት ሓደ ኮይኑ፤ እዚ ንሪኦ ዘለና ምስሊ ካባ ብዝበሃል ዝፍለጥ ኮይኑ እዚ ምስሊ እዚ ከምዘምልክቶ ካብቶም ባህላዊ ፋሽናት ሓደ ሓንቲ ጓል ኣንስተይቲ ገይራ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ናይ ክዳን ፋሽን ኮይኑ እዚ ክዳን እዚ ናይ ባህላዊ ወይ ድማ ናይ ራያ ባህላዊ ክዳን እዩ። እዚ ክዳን እዚ ብናይ ኢደ-ጥበብ ዝተሰረሐ ክዳን ፋሽን እዩ።

እዚ ኣብ ምስሊ ዝኒአ ድማ ዝተፈላለየ ዓይነት ሸቀጣ ሸቀጥ ሒዙ ዘርኢ ምስሊ ኾይኑ እዚ ምስሊ ንብዙሓት ዓይነት ንግድን ምትዕድዳገን ዝፈፀሙሉ ቦታ እዩ ። ኣብዚ እንርእዮ ዘለና ምስሊ ብዙሓት ዓይነት ናይ ሸቀጣ ሸቀጥት ኣቁሑ ይረኣይ ኸዓ አሎ ።

እዚ ኣብ ምስሊ ንሪኦ ዘለና ሓደ ከይዲ ትምህርቲ ወይ ድማ ትምህርቲ እንዳምሃረ ዘርኢ ምስሊ ኾይኑ እዚ ምስሊ ከምንሪኦ ብዘበናዊ ወይ ድማ ተወሳኺ ሓገዛት ናይ ትምህርቲ ተሓጊዞም ተምሃሮ እናተማሃሩ ዘርኢ ምስሊ እዩ፡፡

እዚ ኣብ እስክሪን ንርኦ ዘለና ምስሊ ሓደ ናይ በረካ እንስሳ ዝኮነ ዝብኢ ብምባል ዝፍለጥ እንስሳ እዩ። እዚ እንስሳ እዚ ሓደገኛን መፍርሒ እንስሳ ምዃኑ'ውን ብተለምዶ ዝተፈለጠ እዩ።

እዚ ኣብ ምስሊ ንሪኦ ዘለና ሓደ ካብቶም መጋየፅን መመላኽዕን ደቂ ኣንስትዮ ሓደ ኮይኑ እዚ መጋየጺ እዚ ኩሕሊ ብምባል ይፍለጥ እዚ ኩሕሊ መጋየጺ እዚ ኣብ ቅንድብ ደቂ ኣንስትዮ ብምግባር ዝጥቀማሉ መመላኽዒ እዩ ።

እዚ አብ ምስሊ እንሪኦ ዘለና ናይ መጫወቲ ሙዚቃ ኮይኑ ብተለምዶ ሹሙ ካዓ ሻምበቆ ዝበሃል ኮይኑ፤ ብፍላይ አብ ገጠራት ትግራይ ብምጭዋት ዝፍለጥ መጫወቲ ሙዚቃ እዩ።

እዚ ኣብ ስክሪን እንሪኦም ዘለና ሙዚቃኛ ኣቶ ሓጎስ ኮይኖምብትለምዶ ብዙሕ ሙዚቀኛታት ትግራይ ብምድራፍ ዝፍለጡ ሙዚቀኛ እዮም። ካብ ዝደረፍዎም ደሪፊታት ሓደ ከዓ ካብ ዓይነይ ኣይትርሓቅኒ ዝብል ብምድራፍ ዝፍለጡ ሙዚቀኛ እዮም።

እዚ ኣብ ዚ ምስሊ ንሪኦ ዘለና ካብቶም ናይ ሱፐር ማርኬት ኣቁሕታት ሓደ ኮይኑ እዚ ኣቃሓ እዙይ ንቆርበት ምድራቕን ዝጠቅም ናይ ነብሲ ቕባኣት ዘርእ ምስሊ እዩ።

እዚ ኣብ ስእሊ ንርኦ ዝለና ሓደ ቤት መስተን ምግብን ኮይኑ እዚ ቤት ምግብ መስትን ኣኸሱም ቱርንግ ይበሃል። እዚ ቤት ምግብን መስተን ዝተፈላለዩ ዓይነት መስተን ምግቢ ዝሓዘ ከዓ እዩ።

እዚ ኣብ ምስሊ እንሪኦ ዘለና ናይ ሙዚቃ ተፃዋቲት ሰለማዊት እናደረፍት ዘርኢ ምስሊ እዩ።

እዚ ኣብ ምስሊ ንርኦ ዘለና ናይ ሃይማኖት ተቋም ኮይኑ እዚ ሃይማኖት ተቋም ካኣ ፅዮን ማርያም ወይ ድማ ርእሰኣድባራት ወገዳማት ኣክሱም ፅዮን ቤተ-ክርስትያን ይባሃል ። እዚ ቤተ-ክርስትያን እዚ ሃይማኖት ክርስትና ተከተልቲ ዝፅልይሉ ቦታ እዩ።

እዚይ ኣብ እስክሪን ዝርኣ ዘሎ ምስሊ ሓንቲ ጎል ኣንስትየቲ ናይ ዓዳ ወይ ድማ ብናይ ኩናማ ፀጉሪ ዓይነት ተቆኒና ዘሪኢ ምስሊ ኮይኑ እዚ ቁኖ መግለፂ ባህሎምን መፍለይ መንነተሙን ምኻኑ ዘርኢ ምስሊ እዩ።

እዙይ ኣብ ምስሊ እንርእዮ ዘለና ሓደ ናይ ስራሕ ቦታ ኮይኑ እዙይ ቦታ እዙይ ዝተፈላለዩ ናይ ፍሩጅ ምፅጋንን ዝኣምሰሉ ስራሕትታት ይሰርሕ። ኣብ እዙይ እንርእዮ ዘለና ምስሊ ዝተፈላለያ ፍሩጃት ተባላሽየን ኣብ ደገ ኣፍየት ጠጠው ዘርኢ ምስሊ እዩ ከዓ።

እዚ ንምልከቶ ዘለና ምስሊ ብዛዕባ ናይ መሰረታዊ ግልጋሎት ፀገም ዘርኢ ምስሊ ኮይኑ በዚ መሰረታዊ ግልጋሎት ፀገማት ዉሕጅ ማይ ናብ ገዛዉቲ ወይ ድማ ናብ መንበሪ ህዝብታት እንዳኣተወ ዘርኢ ምስሊ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ናይ ሃይማኖት መፅሓፍ ኮይኑ እዚ መፀሓፍ እዙይ ናይ ድያውሎስ ውግኣት ዝብል ሃይማነታዊ መፀሓፍ እዩ። እዚ መፅሓፍ እዚ ብኣያሌው ዘእየሱስ ተተሪጊሙ ዝቀረበ መፅሓፍ እዩ።

እዚ አብ እስክሪን እንሪኦ ዘለና ምስሊ ዝተፈላለዩ ናይ ውፅኢት ኢደ-ጥበብ ኮይኖም፤ ካብቶም እንሪኦም ዘለና ዝተፈላለዩ ናይ ጀበና፣ ፃሕሊ ዝአመሰሉ ብኢድ ዝተሰርሑ ጥበባት ዘርኢ ምስሊ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ናይ ፅዮን ማርያም ኣኽሱም ምስሊ ቤተ-ክርስትያን እንትትከውን እዚ ምስሊ እዚ ቡዙሕ መስሕብ ቱሪዝምን ናይታበዓል ታሪኽን ምዃኑ ዘርኢ ምስሊ እዩ፡፡

እዚ ኣብ ምሰሊ እንሪኦ ዘለና ናይ መጋየፂ ምስሊ ኮይኑ አብዚ መጋየፂ እንሪኦ ደማ ዝተፈላለዩ ዓይነታት መጋየፂ ከመ እኒ ናይ ክሳድ፥ ኢድ ዝኣመሰሉ መጋየፂታት ተጠቂመና ሓንቲ ዘግየፀት ጋል ኣንሰተይቲ ዘርኢ ምሰሊ እዩ።

እዚ ኣብዚ ምስሊ ንሪኦ ዘለና ሓደ ካብቶም ናይ መፋለጢ ወይ ድማ መላለዪ ሓደ ኾይኑ እዚ ንሪኦ ዘለና መለለዪ ናይ ፎቶ ማይ ዲጂታል ስቱድዮ ዝብል መለለዪ ስእሊ እዩ፡፡

እዚ ኣብ ምስሊ ንሪኦ ዘለና ሓደ ናይ ሃይማኖት ተቋም ኮይኑ እዚ ናይ ሃይማኖት ተቋም እንዳማርያም ፅዮን ብምባል ይፍለጥ። እዚ ናይ ሃይማኖት ተቋም ተከተልቲ ሃይማኖት ክርስትና ፀሎት ዝገብርሉ ቦታ እዩ።

እዚ ምስሊ ከም ዘሪኢና ዝተፈላለዩ ዓይነት ፋሽን ከዳውንቲ ብዝተፈላለዩ ዓይነት ዲዛይኒ ወይ ድማ ቅዲ ተሰሪሑም ሰብ ለቢስዎም ክንደያናይ ፅባቀ ከም ዘምፁ ዘሪኢ ምስሊ እዩ፡፡

እዚ ኣብ እስክሪን ዝርአ ዘሎ ምስሊ ኣብ ናይ ሕርሻን ግብርናን ንጥፈታት ዝተፈላለያ ትራክተር ኮይነን እዘን ትራክተር እዚአን ንዝተፈላለዩ ናይ ግብርና ውፅኢት ውፅኢታማ እና ቅልጡፍ ንኽኸውን ዝሕግዛ ማሽናት እየን፡፡

እዚ ኣብ ምስሊ አንሪእዮ ዘለና ሓደ ካብ ናይ ሕርሻ ግብርናን ውፂኢት ኮይኑ እዚ ኣብ ምስሊ ዝረአ ዘሎ ብ መስመር ዝተዘርአ ጎመን ናይ ኪኢላ ሕርሻ ደገፍ ኣብ ፅቡቅ ውፂኢት ዝርከብ ውፂኢት ሕርሻ እዩ።

እዚ አብ ምስሊ ዝረእ ዘሎ ናይ ሓደ ሕጊ አክባሪ ሰብ ኮይኑ እዚ ሕጊ አከባሪ እዚ አብ እዋን ገድሊ ናይ ትግራይ ዝተልዓለ ፎቶ እዩ:: እዚ ፎቶ እዚ ንነፃነት ትግራይ ኢሉ ካብ ዝተዋፅኡ ኮይኑ ተቃለስቲ ዘሪኢ እዩ፡፡

እዚ እንሪኦ ዘለና ምስሊ ከዓ ሃፀይ ዮውሃንስ ኣብ በቅሎም ተሲቂሎም ዘርኢ ምስሊ እዩ፡፡

እዚ አብ እስኪሪን ንምልከቶ ዘለና ምስሊ መጋየፂ ወይ ደማ መመላኪዒ ደቂ አንስትዮ ዝጥቀማሉ ኮይኖም መብዛሕትኡ ጊዜ አብ ከንፈረን ብምግባር ናብ ከንፈረን ክልስልስ ዝጥቀማሉ መጋየፂ እዩ

እዚ ኣብ እስክሪን እንሪኦ ዘለና ምስሊ ናይ ክልተ ምስሊ ተፃፀረርቲ ፖለቲካዊ ንሕንሕ ዘለዎም ሰባት ስምምዕ እንዳገበሩ ዘርኢ ናይ ፖለቲካዊ ፎቶ እዩ፡፡ እዚ ፖለቲካዊ ፎቶ ኣብ ሞንጎ ጌተቸው ረዳን ረድዋን ሕስየንን ዝግበር ዘሎ ናይ ስምምዕ ፎቶ እዩ፡፡

እዚ ንሪኦ ዘለና ምስሊ ሓደ ገዛ መንበሪ ኣብ ከይዲ ስራሕ ወይድማ ኣብ ምስራሕ ከይዲ እናሃለወ ዘርኢ ምስሊ እዩ፡፡ ኣብዚ ምስሊ ከም ዘሪአና ብዝተፈላለየ መልዕክ እንዳ ተሰርሐ ከም ዘሎ ዘርኢ ምስሊ እዩ ፡፡

እዞም አብ ምስሊ እንምልከቶም ዘለና ሰብአይ አቶ ወይ ድማ ተጋዳላየ ስየ አብራሃ ዝበሃሉ ኮይኖም አብ ናይ ሑሉፍ ተጋድሎ ትግራይ ብዝሕ ወናኒ ታሪኽ ዝኮኑ ተጋዳላይ እዩም፡፡

እዚ አብ እስክሪን እንሪኦ ዘለና ምስሊ ካብ መሳርሕታት ቤት ምግቢ ሓደ ኮይኑ ኣብ ቤት ምግቢ ዝርከቡ ። እዚ መሳርሒ እዚ አብ ምግቢ ዝቐርበሉ እዋን ጨው ጌርካ ወይ ድማ ወሲካ ንምብላዕ እንጥቀመሉ መሳርሒ እዩ።

እዚ ኣብ ምስሊ እንሪኦ ዘለና ካብቶም ዓይነታት ተኽሊ ሓደ ኮይኑ ጨና ኣዳም ብምባል ከዓ ይፍለጥ ። ጨና ኣዳም ንዝተፈላለዩ ባህላዊ ሕክምና ከዓ ማሕበረሰብና ይጥቀመሎም። ንኣብነት ከምኒ ብከብዲ ቁርፀት ዝኣምሰሉ ሕማማት መድሓኒት ይጥቀመሉ።

እዙይ ኣብ እስክሪን እንርእዮ ዘለና ምስሊ ናይ ንግዲን ምትዕድዳግን ዝተፈላለዩ ናይ ኣምላክ ምስልታት ዝሓዙ ብፉልይ ቅርፂ ዝተቀረፁ ምስልታት እዮም። እዙይ ቦታ ከዓ ኣብ ከባቢ እንዳ ማርያም ከተማ ኣክሱም እናተዓዳደጉ ዘሪኢ ምስሊ እዩ።

እዚ ኣብ እስክሪን ንምልከቶ ዘለና ምስሊ ናይ ኣትክልትን ኣሕምልትን ዝምደብ ምግቢ ኮይኑ መብዛሕቲኡ ግዜ ከዓ ቡቅልቲ ብምባል ዝፍለጥ ንወድሰብ ከዓ ንምግብነትን ንዝተፈላለዩ ነገር ዝጥቀመሉ እዩ፡፡

እዚ እንሪኦ ዘለና ምስሊ ከዓ ሓንቲ ኣይስዚ ወይ ተሽከርካሪት ዝኮነ ነገር ፅሕነት ብማሽን ከዓ ካብቲ መኪና ተላዒሉ ወይ ከዓ ንክለዓል እንዳተገበረ

እዚ ኣብ ምስሊ እንሪኦ ዘለና ከዓ ዝተፈላለዩ ማሕበረ ሰብ ወይ ድማ መናእሰይ ኣብ ምግብት ኣትዮም ዝተፈላለዩ ነገራት እንዳተጠቀሙ፡፡

እዚ አብ እስክሪን እንምልከቶ ዘለና ምስሊ ካብ እንስሳ ዘገዳም ወይ ድማ በረካ ኣንስሳ ተባሂሉ ዝፍለጥ ኮይኑ ስሙ ከዓ ሓርማዝ ዝባሃል እንስሳ እዩ። እዚ ከዓ ንዝተፋላለዩ ጥቅምታት ወይድማ ስኑ ንዝተፋላለዩ ጥቅምታት ክነውዕሎ ንክእል ሓደ እንስሳ እዩ።

እዚ ኣብ እስክሪን እንሪኦ ዘለና ምስሊ ካብቶም ሓደ ዓይነታት እፅዋት ኮይኑ ብተለምዶ ሽሙ ዓዂ ይብሃል። እዚ ዓዂ እዚ ዝተፈላለየ ማሕበረሰብ ከም ምግቢ ወይ ድማ ቆልዑ ክዓ እናበልዑ ወይ ድማ ከም መፃወቲ ዝጥቀምሉ እዩ።

እዙይ ኣብ ምስሊ እንርአዮ ዘለና ሓደ ናይ ዜና ኣውታር ወይድማ ድምፂ ወያነ ዝባሃል ዜና ኣውታር ኮይኑ እዙይ ዜና ኣውታር ዘቅርበልና ዘሎ ብፍላይ ተፈናቀልቲ ኣብ ቤት ትምህርቲ ምዕቋቦም ኣብ ምምሃር ምስትምሃር ብዙሕ ዕንቅፋታት ከም ዘጋጠመ ዘመልክት ዜና እዩ።

እዚ ኣብ እስክሪን ንሪኦ ዘለና ምስሊ ተምህሮ ከይዲ ትምርቲ እናተኸታተሉ ዝርኢ ምስሊ እዩ። እዚ ምስሊ ከም ንምልከቶ ተምህሮ ወይ ድማ ህፃዉንቲ ትምርቶም ብኣግባቡ እናተኸታተሉን እናተምሃሩን ዘርኢ ምስሊ እዩ።

እዚ ኣብ መለይ ምስሊ ዝረአ ዘሎ ካብቶም መፋለጢታት ሓደ ኮይኑ እዚ መፋለጢ ከምዘሎ መሸጥን መከፋፈልን ቀለብ እንስሳ ተመስገን አማረ ዝብል ቀለብ ናይ እንስሳ መሸጢ ዘርኢ ምስሊ እዩ።

እዚ እንምልከቶ ዘለና ምስሊ ናይ መፅሓፍ ምስሊ ኮይኑ እዚ መፅሓፍ እዚ ክዓ ሳሮን ዝብሃል ናይ ህፃናት መፅሓፍ ካብ ቀዳማይ ክሳብ ካልኣይ ክፍሊ ዝጥቀሙሉ እንግሊዘኛ፣ ሒሳብ፣ ትግርኛ ዝሓዘ ናይ መፅሐፍቲ ስብስብ እዩ።

እዚ ኣብ ምስሊ ዝርአ ዘሎ ሓደ ካብቶም ዜናታት ኣውታር ሓደ ኾይኑ እዚ ዜና ኣውታር እዚ ድምፂ ወያነ ብምባል ከዓ ይፍለጥ፡፡ እዚ ዜና ኣውታር እዚ ብዛዓባ ናይ ትርፊ ምልውዋጥ ዘርእን ዜና እንዳቕረበ ዘርኢ ምስሊ እዩ፡፡

እዚ ኣብ እስክሪን ዝርአ ዘሎ ምስሊ ናይ ናውትታት ትምህርቲ ዓንዮም ዘርኢ ምስሊ እዩ ።እዚ ናውትታት ትምህርቲ ብምዕናዉ ብዙሓት ተምሃሮ ካብ ገበታ ትምህርቶም ክተኣጓጎሉን ክተርፉን ከም ዝክእሉ የምልክት ።

እዚ ኣብ ምስሊ ዝረአ ዘሎ ካብቶም ናይ ቤት መስተ ሓደ ኮይኑ እዚ ቤት መስተ እዚ እንዳ ስዋ ብምባል ይፍለጥ እዞም ኣብ ምስሊ ንሪኦም ዘለና ከዓ ዝተፈላለዩ መናእሰይ ተኣኪቦም ስዋ እናሰተዩ ዘርኢ ምስሊ እዪ ።

እዚ ኣብ ምስሊ ንርኢዮ ካብቶም ናይ ትራንስፖርት ወይ ተሸከርከርቲ ዝምደብ ዓይነት መኪና ኮይኑ እዚ ንርእዮ ዘለና ተሽከርካሪ ቦጥ ወይድማ ናይ ማይ መትሓዚ ተሸኪሙ እንዳዘረ ዘርኢ ምስሊ እዩ።

እዚ ኣብ ምስሊ ንሪኦ ዘለና ሓደ ካፍቶም ባህላዊ መፃወቲ ሙዚቃ ኾይኑ እዚ መፃወቲ ሙዚቃ እምብልታ ብምባል ይፍለጥ፡፡ እዚ መፃወቲ ሙዚቃ እዚ ብናይ ትንፋስ ዝሰርሕ መፃወቲ ሙዚቃ እዩ፡፡

እዚ ኣብ ምስሊ እንሪኦ ዘለና ሓደ ኣርማ ናይ ማሕበር ልምዓት ትግራይ ኮይኑ እዚ ኣርማ እዚ መለለዪ ወይ መፍለጢ እዩ። እዚ ማሕበር ልምዓት ትግራይ ካዓ ኣብ ስራሕቲ ልምዓት ትግራይ ዝነጥፍ ማሕበር እዩ።

ኣብ እስክሪን እንምልከቶ ዘለና ምስሊ ናይ ውፅአት ሕርሻን ግብርናን ኮይኑ እዚ ምስሊ ዘርእዮ ዘሎ ከዓ ዝተፈላለዩ ጎሞን ብመስርዕ ወይ ድማ ብመስመር ተዘሪኦም ውፅኢታማ ኮይኖም ዘርኢ ምስሊ እዩ፡፡

እዚ ኣብ ስክሪን ዝርአ ዘሎ ምስሊ ናይ ሓደ ሕብረተሰብ ባህሊ ወይ ድማ ሃይማኖት ዘርኢ ምስሊ ኮይኑ ኣብቲ ሕብረተሰብ ዘሎ ድምቀት ናይቲ ባህሊ ወይ ድማ ኩነታት ዘርኢ ምስሊ እዩ፡፡

እዚ አብ ምስሊ እንሪኦ ዘለና ካብቶም ናይ ገዛ አቑሑ ዝበሃል ሓደ ኮይኑ፤ እዚ አቅሓ እዚ ብረድስቲ ብምባል ይፈለጥ፡፡ እዚ ብረድስቲ እዚ ብዙሕ አገልግሎታት ዝህብ ኮይኑ፤ ንአብነት፡- ከም ፀብሒ መስርሒ ዝአመሰሉ ጥቅሚታት አለውዎ፡፡

እዚ ኣብ ምስሊ እንሪኦ ዘለና ሓደ ናይ ስራሕ ቦታ ኮይኑ ናይ ስራሕ ቦታ ናይ ዕንፀይቲ ዉፅኢት ዝስርሓሉ ቦታ እዩ። እዚ ዉፅኢት ዕንፀይቲ ዝስራሓሉ ስራሕቲ ዉፅኢት ዕንፀይቲ አረጋዊ ይብሃል።

እዚ ኣብ እስክሪን ዝረአ ዘሎ ምስሊ ሓደ ካብ ናይ ስፖርማርኬት ኣቁሑ ወይድማ ሸቀጣ ሸቀጥ ኣቁሑ ሓደ ኮይኑ እዚ ኣቅሓ ንርኦ ዘለና ስሪፋም ብምባል ይፍለጥ። እዚ ምግቢ እዚ ንህፃናት መብዛሕቲኡ ግዜ ንጥቀመሉ ዓይነት ምግቢ እዩ።

እዛ ኣብ ምስሊ ንሪኣ ዘለና ናይ በረኻ እንስሳ ኮይና እዛ እንስሳ እዚኣ ከዓ ማንቲለ ብምባል ትፍለጥ ። እዛ እንስሳ እዚኣ መብዛሕቲኡ ግዜ ካሮት ዝኣመሰሉ ነገራት ብምብላዕን ብምምጋብን ትፍለጥ።

እዚ ኣብ እስክሪን እንምልከቶ ዘለና ምስሊ ናይ ጋንታ ኩዕሶ እግሪ ወልዋሎ መኪና ጠጠው ኢላ ዘርኢ ምስሊ ኮይኑ እዛ መኪና እዚ ከዓ ንዝተፈላለዩ ነቶም ናይ ኩዕሾ ተፃወቲ ንምጉዕዓዝ ዝጥቀሙላ መኪና እያ፡፡

እዚ ኣብ ምስሊ ንሪኦ ዘለና ካብቶም ዓይነታት ቁኖ ወይ ድማ ፋሽን ፀጉሪ ቁኖ ሓደ ኮይኑ መብዛሕትኡ ግዜ መናእሰይ ደቂ ኣንስትዮ ክቊነንኦ ዝረኣያ ዓይነት ቁኖ ፀጉሪ እዩ፡፡

እዚ አብ ምስሊ እንሪኦ ዘለና አይተ ጌታቸው ረዳ ወይ ድማ ተጋዳላይ ጌታቸው ረዳ ዝበሃል ኮይኑ፤ አብ ሕሉፍ ገድሊ ትግራይ ብዙሕ ታሪክ ዝሰርሐ ኮይኑ ሕዚ ከዓ ግዚያዊ ምምሕዳር ትግራይ ኮይኑ ዘገልግል ዘሎ እዩ።

እዚ አብ ምስሊ እንሪኦ ዘለና ዝተፈላለዩ ሸቀጣ ሸቀጣት አብ ስፖርማርኬት ተዘርጊሖም ዘርኢ ምስሊ እዩ፡፡ አብዚ ምስሊ ከም እንሪኦ ዘለና ካብቶም ናይ ሸቀጣ ሸቀጣት አቑሑ ከምኒ መፀለሚ ፀጉሪ ዝበሉ ቫዝሊን ዝበሉ አቑሑታት ተዘርጊሖም ይርአ፡፡

እዚ ኣብ ምስሊ ንርእዮ ዘለና ዝተፈላለዩ ዓይነታት ምግቢ ኾይኖም እዚ ምግቢ ዚ ኣብ ማእከላይ ዞባ ዝፍለጥ ሕብለት ብምባል ንፅውዖ ፉሊይ ምግቢ ተቐሪቡ ዘርኢ ምስሊ እዩ።

እዚ ኣብ እስክሪን ከም እንምልከቶ ዘለና ሓደ ካፍቶም ዉፅኢት ናይ ኢድ ስራሕቲ ኮይኑ ንዝተፈላለዩ ንህንፃ መሳርሒ ወይ ድማ ንመንገዲ ዝዉዕል ሓደ ካብ እምነበረድ ተፈልፊሉ ዝስራሕ ናይ ዉፅኢት ህንፃት እዩ።

እዚ ንርኦ ዘለና ምስሊ ካብቶም ዓይነታት መስተ ሓደ ኮይኑ እዚ መስተ እዚ ፅሟቕ ብምባል ይፍለጥ። እዚ ፅሟቕ እዚ ካብ ዝተፈላለዩ ዓይነታት ፍራምረ ዝተሰረሐ ኮይኑ፣ ንኣብነት ከምኒ ማንጎ፣ ኣቫካዶ ዝኣምሰሉ ዝተሰረሐ ፅሟቕ እዩ።

እዚ ኣብ ምስሊ ንርኦ ዘለና ሓደ ናይ ሕጊ ኣክባሪ እንዳተቀሳቀሰ ዘርኢ ምስሊ እዩ። እዚ ምስሊ ከምንርኦ እዚ ሕጊ ኣክባሪ ኣብ ኢዱ ወረቀት ሒዙ ዘርኢ ምስሊ እዩ።

እዚ ኣብ ምስሊ ንርኦ ዘለና ሓደ ናይ ሃይማኖት ተቋም ኮይኑ መስጊድ ነጋሽ ብምባል ዝፍለጥ፣ ኣብ ትግራይ ዝርከብ መስጊድ እዩ። እዚ መስጊድ እዚ ኣብ ዝሓለፉ እዋናት ናይ ኩናት ትግራይ ዕንወት ከምዝበፆሖ ዘርኢ ምስሊ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ናይ ዓይነታት ፀጉሪ ኣሰራርሓ ኮይኑ እዚ ዓይነት ፀጉሪ ኣሰራርሓ መብዛሕትኡ ግዜ መናእሰይ ደቂ ኣንስትዮ ዝስረሐኦ ዓይነት ፀጉሪ ኣሰራርሓ እዩ፡፡

እዚ ኣብ እስክሪን ንሪኦ ዘለና ምስሊ ዘምክቶ ኣብ መዝናነዪ ቦታ ወይ ድማ መዘናግዒ ዝተፋላለዩ ማሕበረሰብ እንዳተዛናግዑን ሻሂ ቡና እንዳበሉን ዘርኢ ምስሊ እዩ፡፡

እዚ ኣብ እስክሪን እንሪኦ ዘለና ምስሊ ናይ ዉፅኢት ሕርሻን ግብርናን ኮይኑ እዚ ብመስመር ንኽዘርኡ ብናይ ግብርና ኪኢላ ተዋሂቦም ዝሰርሕዎ መስርሕ ምኳኑ ዘርኢ ዉፅኢት ሕርሻ እዩ።

እዚ ኣብ እስክሪን ትረአ ዘላ እንስሳ ናይ ገዛን ናይ በረኻን እንስሳ ድማ ኮይና ብተለምዶ ሽማ ኸኣ ኣንጭዋ ትበሃል፡፡ ኣንጭዋ ኣብ ዝተፈላለዩ ኣቑሑታት፣ ንብረታት ወይ ድማ እኽሊ ዝተፈላለዩ ዕንወት ክተብፅሕ ትኽእል እንስሳ እያ፡፡

እዚ ንሪኦ ዘለና ምስሊ ናይ ሃይማኖት ተኸተልቲ ክርስትያን ዝፅልይሉ ቦታ ኮይኑ እዚ ቦታ እዙይ ናይ ፅላተ ሙሴ ወይ ድማ ናይ እመቤታችን ድንግል ማርያም ታቦት ዝዓረፈሉ ቦታ እዩ፡፡

እዚ ኣብ ምስሊ ንሪኦ ዘለና ተጋዳላይ ወይ ድማ ኣቶ ስዩም መስፍን ዝበሃሉ ኮይኖም ኣብ ናይ ቃልሲ ትግራይ ወይ ድማ ኣብቲ ዝሓለፈ ናይ 17 ዓመት ቃልሲ ትግራይ ብዙሕ ታሪክን እጃምን ዘወፈዩ ተጋዳልይ እዮም ።

እዚ አብ ምስሊ እንሪኦ ዘለና ናይ ንግድን መተዓዳደግን ቦታ ኮይኑ እዚ መተዓዳደጊ ቦታ ዝተፈላለዩ ዓይነት ቴሊቪዥን ፣ሞባይል ዝአመሰሉ አቁሑታት ንምትዕድዳግ ወይ ድማ ንምልውዋጥ ንጥቀመሉ ቦታ እዩ፡፡